ንደቂ ሰባት ልዐሊ ጠቅሚ ረበሓን ካብ ዝህብ ናይ ገዛ አቁሕት ከም መተሐዚ ማይ ዝጠቁሙ ጎማታት ክዳን ለይቲይ ወይ ከዓ ኾቦርታ ዝሽየጠሉ ናይ ንግዲይ ቦታ ወይ ከዓ ዕዳጋ ዘሪእ ሰእሊ እዩ

እዚ አብዚ ስእሊ እንሪኦ ዘለና ብጥንታውያን አኹሱማውያን ካብ ከውሒ ተፈልፊሉን ተቀሪፁን ዝተተኸለ ሓወልቲ ዘርኢ ስእሊ እዩ።

ኣብዚ ምስሊ ንሪኦ ከም ዘለና ንምግቢ ደቂ ሰባት ካብ ዘጠቅሙ እንጀራ ፍርፍር እናተባህለ ዝፍለጥ መግቢ ዝሓዘ ስእሊ እዩ።

ብሰንኪ ፖሎቲካዊ ኣፈላላይ ወይከዓ ዓሌታዊ ፅንተት ኲናት ብዝፈጠሮ ሰባት ካብ መንበሪ ገዝኦም ወይ ከዓ መረበቶም ተፈናቒሎም እንትስደዱ ዘመልክት እዩ፡፡

ብኢደ ጥበብ ካብ ሰዕሪ ዝሥርሑ ንመዂስተርን ክመመቕለዉን ጥቕሚ ዝውዕሉ መሣርሕታት መዕደግን መሸጥን ናይንግዲ ቦታ እዩ።

ካብ ዓይነታት ኣሕምልትን ቈፅላ ምጽልን ሓምሊ እናተብሃለ ዝፍለጥ ኮይኑ ብጸብሒ መልከዕ ንምግብነት ደቂ ሰባት ዝቐርብን ኣብ እዋን ክረምቲ ብኣብዙሓ ዝወቅልን እዩ።

በቕሊ እናተብሃለት ናይ ገዛ እንስሳ ንፅዕነት እተገልግል ብፍላይ ክዓ ኣብ ጋሪ ዝፅዓኑ ፅዕነታት ካብ ቦታ ናብ ቦታ ብምንቅስቓስ ወይከዓ ንምጉዓዝ ካብ ትጠቅም እንስሳ ገዛ ሓንቲ እያ ።

ኣብዚ ስእሊ እንሪኦ ዘለና ካብ ዓይነታት ኣዝርእቲ ጥራምረ ን እኽልን ዝሽየጠሉን ዝዕደገሉን ናይ ንግዲ ቦታ ወይከኣ ዕዳጋ ዝሓዘ እዩ፡፡

ኣርዑት ጭቆና ንምስባር ክብርቲ ሂወት መስዋእቶም ዝኸፈሉ ተጋደልቲ ጀጋኑ ትግራይ ንምዝካር ዝተሰርሐ ሓወልቲ ኣብ መቐለ ዓዲ ሓቂ ዝርከብ እዩ፡፡

እዚ ኣብዚ ምስሊ እንሪኦ ዘለና ካብ ቆርበት ዝተሰርሐ ሳእኒ እናተባህለ ዝፍለጥ ብባህላዊ መንገዲ ዝስራሕ መብዛሕትኡ ኣብ ከባብታት ራያ ዝዝውተር ወይ ከዓ ዝጥቀምሉ ጫማ እዩ፡፡

ኣብ እምነት ሃይማኖት ክርስትና ኣመጻጽኣ ደቂ-ሰባትን ኣፈጣጥራ ዓለም ትምርትን ሕግን እግዝኣቢሄር ንፈልጠሉን ንመሃረሉን ብትግርኛ ዘተዳለው መፅሓፍ ቅዱስ እዩ ።

ኣብ ትግራይ ካብ ዝርከቡ ጥንታውያን ውቑራት ቤተክርስቲያን ሓደ ዝኾነ ገዳም ኣቡነ የማእታ እናተባሃለ ዝፍለጥ ዝርከበሉ ቦታ ኻዓ ኣብ ገራዓልታ ዝባሃል እዩ።

ሚኪኤለ ኣረጋይ ዝተባሃለ ብዓል ሞያ ሙዚቃ ንበዓል ስላሴ ጥሪ ኣመልኪቱ ኮሱሙና ዝብል ኣርእስቲ ዝሓዘት ደርፊ ወይ ከዓ ሙዚቃ ናብ ሰማዕቱ ዘርጊሑ ወይ ከዓ እንተቅርብ ዘሪኢ ስእሊ እዩ።

ማንጎ እናተውሃለ ዝፍለጥ ካብ ዓይነታት ተኽሊ ፍራምረ ኮይኑ፣ ጥዑም መቃረት ዘለዎን ጥቐምቲ ንጥረ ነገራትን ዝሓዘ ፍራምረ ንምግቢ ዝውዕል እዩ።

ኣብ ዞባ ደቡብ ትግራይ ብፍላይ ከዓ ራያ ኣላማጣ ካብ ዘለው ባህላዊ ኣከዳድናን ክዳንን ደቂ ኣንስትዮ ዝገልፅ ስእሊ እዩ።

ሳግላ ዝበሃል ተክሊ ኮይኑ ብቑሞት ንወኃትን መጠን ግዝፎትን ኣብ ዓ በይቲ ተኽልታት ወይቃ እጽዋት ዝምደብ ኮይኑ ፍሪዩ ዝብላዕ ተክሊ እዩ።

እዚ ኣብዚ ምስሊ እንሪኦ ዘለና ንስፖርታዊ ዉድድርን ፀወታን ኩዕሶ ሰክዔት ግልጋሎት ዝህብ ሜዳ ዘርኢ ስእሊ እዩ።

ደቂ ተብዕትዮ መብዛሕቲኡ ይጥቆሙሉ ዝነበረ ብሃላዊ ኣሠራርሓ ጸብሪ ኾይኑ ኣብ ዘኅዚ እዋን ውሑድ ሰብ ዝትቆመሉ እዩ ጋዕሲ እናተብሃለ ኸዓ ይፍለጥ ::

ብተኽልታት ወይ ከዓ ኣግራባት ዝተሸፈኑ ተፈጥሮኣዊ ከባብታት ንደቂ ሰባት ግዚያዊ ጥቕሚ ተባሂሉ ብርሰት ወይ ከዓ ምቑራፅ እንትበፅሖም ብኣንፃሩ ምድረ በዳን ድርቅን ንኽውስኽ ዝገብር እዩ፡፡

እዚ አብዚ ምስሊ እንሪኦ ዘለና ስውእ ተጋዳላይ አባይ ፀሃየ ኾይኑ አብ ቃልስን ፖሎቲካ ትግራይን ሉዕል አበርክቶ ዝበነሮን አባል ውድብ ሕውሓት ኮይኑ ዘገልግለን እዩ፡፡

ካብ ዓይነታት ፍራምረ ተምሪ ዝበሃል ኮይኑ ሽኰር ጣዕሚ ዘለዎ ንምግብነት ዝጠቅም እዩ ዝስዕቡ ጥቅምታት ከዓ ኣለዎ ጸቕጢ ደም ንምስትኽኻል ሥርዓት ምሕቓቕ ምግብን ንምስትኽኻል ጕልበት ዝህብን ዓይነት ተኽሊ እዩ።

በዓል ሞያ ስነጥ ኣብ ሙዙቃ ከያኒ ዳዊት ነጋዝ በሃል ኮይኑ ኣብ ሙዚቃ ትግርኛ ልዑል ግደ ዝተፃወተን ንሰምዕቱ ነጸላ ዘይማታት ደርፊ ዘበርከተን እዩ ነይሩ።

እዙይ እፅዋት በለስ እናተውሃለ ዝፍለእ ተኽሊ ኮይኑ መብዛሕትኡ ኣብ ዕሙቕ ዘበለ እማይ ዘርከበሉ ቦታ ዝወቅልን ካብቶም ፍሪኦም ዝውልዑ ተኽሊ ዝምደብን እዩ።

ባህላዊ ሙዚቃን ደርፍታትን ንምስራሕ ካብ ዝጠቅሙ መሳርሕታት ሳሓብን ቅጥን ዝለል ድምፂ ዜማን እተውፅእ መሳርሒት ሙዚቃ ክራር እትባሃል እያ።

ንደቂ ኣንስትዮ ተምህሮ ተከተልቲ ሃይማኖት እስልምና ናብ ትምህርቲ ሕጃብ ገይርካ ምምፃእ ወይ ከዓ ምምሃር ኣይፍቀድን ተባሂለን ካብ ትምህርቲ እንትክልከላ ዘርኢ ስእሊ እዩ።

ንልምዓት ሕርሻ ዝወዕል ማይ ንምውህላልን ሥግረመርየት ንኽከላኽልን ዘተሠርሐ ዛላ ወይከዓ ንእሽተይ ግድብ እዩ::

አብዚ ስእሊ እንሪኦ ዘለና ንበዓል 11 ለካቲት አመልኪቱ ብጉጅለ ስነ-ጥበብ፣ ሙዙቃ ዝቐርብ መድረካዊ ሙዚቃ ወይ ከአ ደርፊታት ዘመልክት እዩ፡፡

ካብ ዓይነታት ናይ በረኻ እንስሳ ብግዝፈት መጠን ኣካልን ምንፋር ዘይትኽእልን ዒፍ ተባሂላ እትፍለጥ ሰገን እናተብሃለት ትጽዋዕ ዒፍ እንስሳ እያ ።

ካብ ባህላዊ መሳርሕታት ሙዚቃ ትግርኛ እምብልታ እናተብሃለ ዝፍለጥ መሳርሒ ሙዚቃ እናተፃወቱ ዘርኢ ስእሊ እዩ።

ካብ ናይ ገዛ እንስሳ ደርሆ እናተውሃለት እትፍለጥ እንስሳ ንደቂ ሰባት ምግነት እትጠቀምን ካብ ዓሊታት ዕዋፍ ምንፋር ዘይትኽልን ተብሂላ እትፍለጥ እንስሳ እያ።

ንደቂ ተባዕትዮን ንደቂ ኣነስትዮን መሕፀቢ ፀጉሪ ርእሲ ዝከውን መጋየፅን መመላክዕን ዝከውን ዝሓዘ ስእሊ እዩ፡፡

ካብ መረበትን ወይከዓ መንበር ገዘኣን ተመዛቢልን ኣብ ማዕቆቢ ዝርከባ ወለዲ ደቂ ኣንስትዮ ንምግቢ ዝውዕል እንጀራ እንትስንክታ ዘመልክት እዩ።

ካብ ቆም ወይ ከኣ ጉንዲ ተፀሪቡን ተነዲሉን ዝስርሕ ንቡን ንቅመማ ቅመም መዉቀጢ ካብ ዝጠቅሙ ናይ ገዛ ኣቁሑ ዝሓዘ ስእሊ እዩ፡፡

ኣብዚ ስእሊ እንሪኦ ዘለና ብኣግራብ ዝተሸፈነ ጎቦን ኣብ ከይዲ ዕቤትን ፅቡቅ ኩነታት ኣየር ዝሓዘ ከተማን ዘርኢ ስእሊ እዩ።

ካብ ዓይነታት ኣዝርእቲ እኽሊ ሓደ ዝኾነ ጣፍ እንናተባሃለ ዝፋለጥ ብእንጀራ መልክዕ ንምግብነት ደቂ ሰባት ካብ ዝጠቅሙ ወይ ከዓ ዘገልግሉ ዓይነታት እኽሊ ሓደ እዪ ።

ጥንታውያን ኣኽስማውያን ዝጥቆምሎ ዝነበረ ኣሠራብሓ ሕንፃ ኣብነት ብምዉሳድ ብኣንኣሽተይ እማን ወይካ ደገቕቲ እማን ዘተሓነጸ ምካበብያ ወይካ ዝተነድቐ ምካበብያ እዩ።

እዙይ ናይ ቢሮ ኣቕዓ ኾይኑ ሠራሕተኛታት እቲ ቤት ጽሕፈት ናይ ለዕሊ ኽዳኖም ንእምነት ከም ሱፍ ዘኣምሰለ ንምቕማጥ ወይከኣንም እንጥልጣል ዝጥቆምሉ ኣቐሓ እዩ።

ኣይተ መለስ ዜናዊ ምምሕዳር መንግስቲ ኢትዮጵያ ዝነበረ ኾይኑ ኣብ ጊዜ መሪሕነቱ ሰላም ምርግጋእ ፍትሕን ክዓስል ስነቝጠባ እታ ሃገር ናብ ዝዓበየ ደረጃ ንኽበጽሕን ዓብዪ ተራ ዝተጸወተ መራሒ ነይሩ፡፡

እዚ ተኽሊ ቅንጭብ ዝበሃል ኾይኑ ኣጋጣሚ ምቁራፅ ወይ ምስባር እንተጋጢምዎ ፃዕዳ ዝነትዕ ነገር እንትህልዎ ከም እንስሳ ዘቤት ።ንኣብነት ከምኒ ጤል፣ ጊመል ዝበላ ንምግብነት ዝጥቀማሉ እየን።

ርክብ ህዝብ ምሕዝነትን ክጣናኸር ካብ ዝጠቕሙ ስፖርታዊ ውድድራት ወይ ከኣ ፀወታታት ሓደ ዝኾነ ኩዕሶ ኢድ ደቂ ኣንስትዮ እንትፃወታ ዘርኢ ስእሊ እዩ፡፡

ካብ ቡሩርን መዳብን ናሃስን ዝተሰርሑ መጋየፅትታት እንትኮኑ ሃይማኖታዊን ባህላዊን ትሕዝቶ ዘለዎም ኣብ ክሳድ ዝእሰሩ መጋየፂትታት እዮም፡፡

ሙቊር ሕብሽቲ ዝበሃል ኮይኑ ሉስሉስን ፎኩስን ባህሪ ዘለዎ ኣብ በዕላትን ልደት ኣብ ምኽባርን እንጥቆምሉ ዓይነት ምግቢ እዩ።

ኣይተ መለስ ዜናዊ ዝባሃል ኮይኑ ኣብ ኢትዮጵያ ድሞክራሲዊ ስርዓት ክዓስልን ብስነ ቁጠባ እታ ሃገር ኣብ ዝላዕለ ደረጃ ንክትበፅሕን ዓብይ ታራ ካብ ዝተፃወቱ መራሒ ሓደ ዝነበረ እዩ።

ካብ ናይ በረካ እንስሳ ሓንቲ ዝኾነት ንያላ እንዳተባሃለት እትፍለጥ እንስሳ ከም ቅርሲ ዝተቐመጠ ናይ ንያላ ቀርኒ ዘርኢ ስእሊ እዩ።

ብሰንኪ ፖለቲካዊ ኣፈላላይ ብሃገር ደርጃ ንህዝቢ ትግራይ ተኣውጅሉ ዝነብበረ ፅንተታዊ ኩናት ክልተ ዓመት ብሰላም እንትፍታሕ ብመራሕቲ ሰራዊት ኢትዮጲያን ሰራዊት ትግራይን ሰላም ድርድር እንትስማዕምዑ ዘርኢ ስእሊ እዩ።

ኣብዚ ስእሊ ከምእንሪኦ ዘለና ፅባቐን ስሕበትን ከተማ ካብ ዝህቡ ሳዕርን ተኽልን ማይ እንተስትዩ ዘርኢ ስእሊ እዩ፡፡

ደቂ ተብዓትዮን ደቂ ኣንስትዮን ኣብ ቆርበት ብምልካይ ዝትቆሙሉ ኸይኑ ዘምስዑ ጥቕምታትካ ኣለዎ ድርቂ ቆርበት ዝካላኸልን ሉስሉስ ቆርበት ነኽልወና ድጠቂ መጋየጽ እዩ።

ኣብዚ ድንኳን ወይ ከዓ ሸቀጣሸቀጥ ዘሎ ኣቕሓ ንህፃውቲ ኣብዘይኮነ ቦታ ንከይሸኑን ክዳኖም ከይባላሾን ሽንትን ሰገራን ኣኪቡ ዝሕዝ እዩ።

ኣብዚ ንሪኦ ከም ዘለና ስዋ እናተብሃለ ዝፍለጥ መስተ ኮይኑ ኣብ ክብረ በዓላትን ጉዳያትን ብባህላዊ መንገዲ ተፀሚቖም ዝስርሑ መስተ እዩ።

ዳዕሮ ዝበሃል ኮይኑ ብቑሞትን ሩጉዱን ኣብ ዓበይቲ ተኽልታት ዝምደብ እፅዋት ኮይኑ ንዕዕዋፍን ካልኦት እንስሳን ንምግብነት ዝውዕል ፍረ ዘሓዘ እዩ።

ካብ መዳብ ወይከዓ ነሓስ ዝተሰርሑ ኣብ ክሳድ ዝእሰሩን ብመጠኖም ግዝፍ ዝበሉ ከዓ ካህናት ወይከዓ ኣቅሽቲ መባረክን መሳለምን ካብ ዝጥቀምሎም መስቀላት እዮም።

ናይ ሓደ ትካል ውፅኢት ኣእዋም ዝኾኑ ኣቕሑ ገዛን ኣቕሱ ቤት- ፅሕፈት መሸጢ ኣድራሻን ስራሕ ቦታን ምኳኑ ዘርኢ ምስሊ እዩ፡፡

ኣብዚ ምስሊ ኣብ ካብ ንሪኦ ዘለና ንህንፃ መሳርሕን ንፅርግያ መሳርሕን መጉዓዝያ ካብ ዝጠቅሙ ናይ ፅዕነት ተሽከርከቲ ዝሓዘ ስእሊ እዩ።

መሸጢ ውፅኢት ኢደ-ጥበብ ኣቕሑ ገዛ ካብ ሓፂን፣ ሸኽላን ጣውላን ዝተሰርሑ ኣቑሑ ገዛ ዘመልክት ስእሊ እዩ፡፡